ዜና ኣውትር ፤ዜና ማለት መልእኽቲ ብማሕበራዊ ሚድያወይ ከዓ ብቲቪ ገይሩ ናብ እዝኒ ኣድመፅትን ዝመሓላለፍሉ ዘዲየ እዩ። ንኣብነትብማሕበራዊ መራከቢ ሓፋሽ ድማ ፌስቡክ ዩቱቡ ዘኣመሰሉ እዮም።

ሕርሻንግብርናን :ሕርሻ ማለት ካብቶም መሰረት ህይወት ዝኮኑ ዓይነታት ስራሕ ሓደ ኮይኑ ግብርና ማለት ድማ ንሕርሻ ዝጠናከረሉ ሜላ ማለት እዩ፡፡

መጋየፂ፡- መጋየፂ ማለት ሰባት ካብ ካልኦት ሰባት በሊፆምን ደሚቆምን ንክረአዩ ካብ ዝገብሩ ነገራት ሓደ እንትኮን ኣብነት መጋየፂ ክንወስድ ከለና ድማ ወርቂ፣ ብሩር፣ ሓደሽቲ ክዳውንትን፣ ኮስሞቲክስን ክንወስድን ንክእል፡፡

ሕብረተሰብን ስድራን ሕብረተሰብ ማለት ኣብ ሓደ ከባቢ ወይ ከዓ ኣብ ሓደ ዓዲ ዝነብሩ ሰባት ሓደ ዝቋንቆኦም ሓደ ዝብሄሮም እንትኮኑ ስድራ ማለት ድማ ቤተሰብ ማለት እዩ። ንኣብነት ስድራ ክንወስድ ከለና ድማ አቦ፣ እኖ፣ ሓፍትን ሓውን ድማ ክንወስድ ንክእል ።

ናይ ገዛ ኣቁሑ ናይ ገዛ ኣቁሑ ማለት ኣብ ውሽጢ ገዛ ክንጥቀመሎምን ክንግልገለሎምን ንክእል ዓይነታት ኣቁሑ እንትኮኑ ኣብነት ክንወስድ እንከለና ድማንየ ሶፋ፣ ቲቪ፣ ፍሪጅ፣ ዓራት ክንወስድ ንክእል።

ሙዚቃ:- ሙዚቃ ማለት ደቂ ሰባት ዝዝናነይሉን ዝድሰትሉን ኮታስ ካብ ጭንቀቶም ዝናገፉሉን ነገር ኮይኑ ብሙዚቃ ድማ ፍቅሪ ሃገር ሓጎስን ደስታን ብኣንፃሩ ድማ ሓዘንን ጓሂን ክግለፀሉ ዝኽእል እዩ።

ስራሕ፦ ወዲሰብ ኣብዛ ዓለም ክነብር እንተሎ ናይ ግድን ክፍፅሞ ዘለዎ ግደ ወይ ከዓ ፍፃመ ማለት እንትኾን ዝተፈላለዩ ዓይነት ስራሕ እውን ኣለው፡፡ ኣብነት ዶክተር፣ ኢንጅነር፣ ነርሲንግ ኣብነታት ድማ እዮም፡፡

መፋለጢ :‑ መፋለጢ ማለት ፋብሪካታት ወይከዓ ድርጅታት እቲ ዝሰርሕዎ ወይ ዘምረትዎ ምህርትታት ብኣብዝሓ ክፋለጠሎምን ክሽወጠሎምን መፋለጢ ድማ ይገብሮ ።

ናይ ገዛን ቢሮን ኣቑሑት ፥-ናይ ገዛ ኣቑሑ ማለት ኣብ ዉሽጢ ገዛ ክንጥቀመሎምን ክንግልገሎሎምን ንኽእል ኣቑሑ ማለት እንትኾኑ ኣብነት:- ድማ ከም ቲቪ፣ ፍርጅ፣ ሶፋ ክንወስድ ንኽእል። ከምኡ ድማ ናይ ቢሮ ኣቑሑት ማለት ኣብ ቢሮ ዘገልግሉና ማለት እንትኾኑ ከም ኮምፒዩተር ድማ ክንወስድ ንኽእል።

ተፈጥሮን ኣከባብን ተፈጥሮ ማለት ብፀጋ ብእግዚኣብሄር ዝተፈጠሩ ፍጥረታት ወይ ከዓ ፉጡራት ማለት እንትኮን ኣከባቢ ማለት ድማ ነቶም ዝተፈጠሩ ፍጥረታት ወይ ከዓ ፍጡራት ከም መንበሪ ኮይኑ ዘገልግል ማለት ድማ እዩ።

ስራሕ:‑ ስራሕ ማለት ሓደ ሰብ አብዚ ዓለም ንክነብር ናይ ግድን ክገብሮ ዘለዎ ግደ ወይ ከዓ ፍፃመ እንትኮን ፤ ዝተፈላለዩ ዓይነት ስራሕ ድማ አለስራሕ ከም አብነት ድማ ነጋዳይ፣ ዶክተር፣ ኢንጅነር ድማ ዓይነታት ስራሕ ኢልና ክንወስዶም ንክእል፡፡

ገዛን መንበሪን ገዛ ማለት መንበሪ ደቂ ሰባት ኮነ እንስሳ ዘቤት እትኮን ገዛ ንምስራሕ ድማ እንተወሓደ ሲሚቶ ፣ቴንዲኖ ሓሸዋን ጃህያን የድልዩና።

ስራሕ: ስራሕ ማለት ሓደ ሰብ ኣብዛ ዓለም ብሂወት ንክነብር ናይ ግድን ክገብሮ ዘለዎ ግደ ወይ ክዓ ፍፃመ እንትኮን ዝተፈላለዩ ዓይነታት ስራሕ ድማ ኣለዉ ከም ኣብነት ነጋዳይ ፣ዶክተር፣ ኢንጂነር ዘኣመሰሉ እዮም፡፡

ሃይማኖት፡- ሃይማኖት ማለት ሀይ መነ ካብ ዝብል ናይ ግእዝ ቃል ዝመፀ ኮይኑ ትርጉሙ ድማ እግዚያብሄር ከም ዘሎ ምእማን እዩ፡፡ ኣብ ዓለምና ዝተፈላለዩ ዓይናታት ሃይማኖታት ድማ ኣለዉ፡፡ ኣብነት ክንወስድ ከለና ከም ኦርተዶድስ ተዋህዶ ፣ካቶሊክ እና እስልምና።

መሳርሒ፡- መሳርሒ ማለት ዝኮነ ይኩን ስራሕ ንክንፍፅም ዝጠቅሙና እንትኮኑ ናይ ገዛን ናይ ቢሮን መሳርሒ ተባሃሎም ድማ ክንፈልዮ ንክእል ኢና፡፡ ናይ ቢሮ መሳርሒ ካብ እንብሎም ከም ኮምፒተር፣ ቢሮን ደፍተርን እንትኮኑ ናይ ቢሮ ?

ምግብታት።፦ምግቢታት ማለት ሓደ ሰብ ወይ ከዓ እንስሳ በሂወት ጠጠው ኢሉ ንክንብር ዝበልዕዎ እንትኮኑ ብዝተፈላለዩ መልክዕ ድማ ክንረክቦም ንክእል ኢና ንኣብነት ከም ኣሕምልት ፈራምረን ፃባን ውፂኢት ፃባን ድማ ክርኸቡ ይኸእሉ፡፡

እፅዋት፡- እፅዋት ማለት ዓይነታት ተክልታት እንትኮኑ ብዘመናዊ ኮነ ባህላዊ ድማ ንመድሓኒትነትን ንሕማም ፈዋሲነትን ኮይኖም ዘገልግሉ ዓይነት ተክልታት እዮም፡፡

መሳርሒ ማለት ሓደ ነገር ወይ ከዓ ስራሕ ንክንሰርሕ ዝጠቅሙና ቁሳቁስ ወይ ከዓ መሳርሒታት ማለት እንትኮኑ ፤ አብነት ድማ ናይ ቢሮ መሳርሒታት ከም ኮምፒተር ፣ ደፍተርን ቢሮን ክንወስድ ንክእል፡፡

ማሽናት ማሽናት ማለት ስራሕ መቀላጠፍትን ግዜ ቆጠብትን ዝኮነ ናይ ፋብሪካ ስራሕቲ እንትኮና ኣብነት እዘን ማሽናት ድማ ጀኔረተር፣ መኪና፣ ተሓኒት ዝኣምሳሰሉ እዮም፡፡

ፋሽን :-ፋሽን ማለት ዘመን ብዘመን እትትካእ ወይ ከኣ እንትቅየር ማለት እንትኾን ፣ እቲ ነባር ተሪፉ እቲ ሓዱሽ ዝቕየረሉ ወይ ከዓ ዝሰረሐሉ ማለት ድማ እዩ።

እፅዋት፡- እፅዋት ማለት ዓይነታት ተክልታት እንትኮኑ ብዘመናዊ ኮነ ብባህላዊ ድማ ንመድሓኒትነት እንጥቀመሎምን እንግልገለሎምን ዓይነታት ተክልታት ድማ እዮም፡፡

ዜና ኣውትር፡- ዜና ማለት መልእኽቲ ብማሕበራዊ ሚድያ ወይ ከዓ ብቲቪ ጌይሩ ናብ እዝኒ ኣድመፅቲ ዝማሓላለፈሉ ኸይዲ እንትኾን ኣብነት ማሕበራዊ ሚድያ እንብሎም ድማ ከም ዩቲዩብ፣ ፌስቡክ፣ ቴለግራም ዝኣመሰሉ እዮም፡፡

መሰረታዊ ግልጋሎት:‑ መሰረታዊ ግልጋሎት ማለት ሓደ ሰብ ንክነብር እንተወሓደ ሰለስተ መሰረታዊ ግልጋሎት የድልዮ። ከም መንበሪ፣ ክዳን፣ ምግቢ ድማ መሰረታዊ ግልጋሎት ተባሂሎም ይፍለጡ።

ኣርማ ማለት ናይ ሓንቲ ሃገር ወይ ከዓ ናይ ሓንቲ ዓዲ መግለፂ ሓድነታን ኩርዓታን ዝኾነ ክንትኾን ኣብነት ኣርማ ኢልና ኽንወድ ንኽእል ድማ ባንዴራ - ባንዴራ ማለት ድማ ባንዴራ ኢትዮጲያ ባንዴራ ግብፂ ኢልና እዉን ክንወስዶም ንኽእል ኢና ።

መሰረታዊ ልምዓት መሰረታዊ ልምዓት ማለት ሓንቲ ሃገር ወይከዓ ዓዲ ኣብ ገዛእ መረባኣ እትገብሮ ለውጢ እንትኾን ከም ፅርግያ ምዕራይ፣ ሓደሽቲ ፓሎታት ምትካል ዝኣመሰሉ ድማ መሰረታዊ ልምዓት ኢልና ክንወስዶም ንኽእል፡፡

ታሪክን ተፈጥሮን ታሪክ ማለት ካብ ዎሎዶ ናብ ዎሎዶ እንዳተማሓላለፈ ወይ ከኣ እንዳተሳጋገረ ዝመፀ ተግባር እንትኮን ተፈጥሮ ማለት ድማ ብእግዚኣብሄር ዝወሃበካ ፀጋ ማለት እዩ።

ናይ ገዛን ቢሮን አቑሑ ናይ ገዛ አቑሑ ማለት አብ ውሽጢ ገዛ ክንጥቀመሎምን ክንግልገለሎምን እንክእል ዓይነታት አቑሑ እንትኾኑ፤ ንአብነት ክንወስድ እንተለና ድማ ሶፋ፣ ዓራት፣ ቲቪ፣ ፍሪጅ ዝአመሰሉ ነገራት እዮም፡፡ ናይ ቢሮ አቑሑ እንብሎም ድማ አብ ቢሮ ዘገልግሉና ወይ ከዓ እንጥቀመሎም ማለት እንትኮኑ ከም ኮምፒተር ድማ ክንወስድ ንክእል፡፡

ኣርማ ኣርማ ማለት ናይ ሓንቲ ሃገር ወይ ከዓ ክልል ፍሉይ ምልክታን መግለፂ ሓድነታን ባህላን ዝኮነ መግለፂ እንትኮን ኣብነት ድማ ባንዴራ ናይታ ሃገር ወይ ክልል ድማ ኣርማ ኢልና ክንወስዶ ንኽእል ኢና።

ጥበብን ባህልን መጀመርያ ጥበብ ክነልዕል እንከለና ፈሪሃ እግዝኣቢሄር ይረኣየና ጥበብ ማለት ተግባርን ኣእምሮን ኣዋዲድካ ምስራሕ ማለት እዩ። ባህሊ ማለት ድማ ካብ ኣቦታት ናብ ኣቦታት እናተመሓላለፈ ዝመፀ ታሪክ ማለት እዩ።

ስፖርት - ስፖርት ማለት ንኣካላትና ጥንካረ ንሂወትና ጥዕና ዝኮነ ስራሕ እንትኮን ኣብነት ስፖርት ክንወስድ ከለና ድማ ኩዕሶ እግሪ፣ ኩዕሶ ኢድ ዝተፈላለዩ ዓይነታት ስፖርት እዉን ክንወስድ ንክእል ።

ጥበብን ባህልን፦ መጀመርያ ጥበብ ክነልዕል ከለና እግዝኣቢሄር ምፍራሕ የሪአና፣ ጥበብ ማለት ኣእምሮን ተግባርን ኣዋዲድካ ዝስራሕ ስራሕ ማለት እንትኮን፣ ባህሊ ማለት ድማ ካብ ኣቦታት ናብ ኣቦታት እናተወራረደ ዝመፅ ታሪኽ ማለት እዩ።

ኣርተክቸርን ህንፃ ስራሕቲን፦ ኣርተክቸር ማለት ፕላን መውፅእን ስእሊ ሳኣላይ ሰብ ማለት እንትኾን፤ ህንፃ ስራሕ ማለት ድማ መሳርሒ ህንፃ ተጠቂምካ ስራሕ ምስራሕ ማለት እዩ፡፡ ኣብነት ህንፃ ስራሕ ማለት ድማ ኣፓርታማ፣ ሰብዓ ካሬ ክንወስድ ንክእል፡፡

መዝናነዪ ቦታ፡- መዝናነዪ ቦታ ማለት ሰባት ደስታን ሓጎስን ወይ ከዓ ኣብ ጊዜ ጭንቀቶምን መዝናነዪ ኾይኑ ከገልግሎምን ዝኽእል ቦታ እንትኾን ኣብነት ክንወስድ እንዳለና ድማ እንስሳ መሐለዊ ቦታ፣ ሙዚቃ ቤት ዝተፈላለዩ ዓይነታት መዝናነዪ ውን ኣለው፡፡

መሰራታዊ ግልጋሎት፡- መሰረታዊ ግልጋሎት ማለት ሓደ ሰብ ንክነብር እንተወሓደ ሰለስተ መሰረታዊ ግልጋሎት የድልይዎ፡፡ ንሳቶም ድማ ከም መንበሪ፣ ክዳን፣ ምግብን ዝኣምሰሉ ድማ መሰረተዊ ግልጋሎት እዮም፡፡

ናይ ገዛ ኣቅሑ ናይ ገዛ ኣቅሑ ማለት ኣብ ውሽጢ ገዛ ክንጥቀመሎምን ክንግልገሎሎምን እንክእል ዓይነታት ኣቅሑ ማለት እንትኮኑ ዓይነታት ናይ ገዛ ኣቅሑ ኢልና ክንወስዶም እንክእል ድማ ከም ቲቪ፣ ፍርጅ፣ እዛምሳሰሉ ድማ ናይ ገዛ ኣቅሑ ኢልና ክንወስዶም ንክእል ኢና፡፡

ፋሽን: ፋሽን ማለት ዘመን ብዘመን እንትትካእ ወይ ከዓ እንትቅየር ማለት እንትኮን እቲ ነባር ተሪፉ እቲ ሓዱሽ ዝቅየረሉን ዝስረሐሉን ማለት ድማ እዩ።

ፀጉሪ ማለት ንእንስሳ ከም ሽፋን፣ ንደቂ ሰባት ከም ማኣርግ ዘገልግል ኣካል እንትኾን ብቐሊሉ ካብ ዝውገዱ ክውገዱ ካብ ዝኽእሉ ዓይነታት ኣካል ድማ ሓደ እዩ፡፡

ፅሕፈት መሳርሒ ፅሕፈት መሳርሒ ማለት ካብ ዝተፈላለዩ ዓይነታት ንፅሕፈት ዝጠቕሙና መሳርሕታት ዝሓዘ መደበር እንትኮን ከም ኣብነት ድማ ደብተር ፣ ቢሮ ፣ እርሳስን መፃሓፍትን ክንረክበሉ ንኽእል።

እፅዋት :‑እፅዋት ማለት ዓይነታት ተክሊ እንተኮኑ ብዘመናዊ ኮነ ባህላዊ ድማ ንመድሓኒትነት እንጥቀመሉ ዓይነታት ተኽሊ ማለት ድማ እዮም።

ኣትክልትን ኣሕምልትን : ኣትክልትን ኣሕምልትን ማለት ጉልበትን ሓይልን ወሃብቲ ዝኾኑ ምግብታት እንትኾኑ ከም ሰላጣ፣ ቆስጣ፣ ሓምሊ፣ ጎመን፣ ካሮት ዝኣመሰሉ ድማ ኣትክልትን ኣሕምልትን ተባሂሎም ይፍለጡ፡፡

ሕብረተሰብን ስድራን ሕ/ሰብ ማለት ኣብ ሓደ ከባቢ ወይ ክዓ ኣብ ሓደ ዓዲ ዝነብሩ ሰባት ሓደ ዝቋንቁኦም፣ ሓደ ዝቢሄሮም ሰባት እንትኮኑ፣ ስድራ ማለት ድማ ቤተሰብ ማለት እዩ፡፡ ኣብነት ስድራ ክንወስድ ከለና ድማ ኣቦ፣ እኖ፣ ሓፍትን ሓውን ክንወስድ ንክእል ኢና፡፡

መስታት፡- መስታት ማለት ኣብ ግዜ ዝፀመአና ፅምእናና ዝዕጉስልና እንተኾኑ ሉስሉስ መስተ ወይ ከዓ ኣልኮላዊ ወይ ደረቅ መስተ ተባሂሎም ኣብ ክልተ ይክፈሉ፡፡ ኣብነት ሉስሉስ መስተ ኮካ ኮላ ፣ፔፕሲ ኣብነት ደረቕ ወይ ኣልኮላዊ መስተ ድማ ዳሽን ፣ካስትል ።

ትራንስፖርትን ተሽከርከርትን፡- ትራንስፖርት ማለት ሓደ ሰብ ወይ ከዓ እኩባት ሰባት ካብ ሓደ ዓዲ ናብ ሓደ ዓዲ ወይ ከዓ ካብ ሓደ ከባቢ ናብ ሓደ ከባቢ ዝገብርዎ ዓይነት ጉዕዞ እንትኮን ተሸከርከርቲ ማለት ድማ ነቲ ጉዕዞ ዝጠቅሙና ማለት እዮም፡፡

ናይ ገዛ ኣቅሑ ናይ ገዛ ኣቅሑ ማለት ኣብ ውሽጢ ገዛ እንጥቀመሎምን እንግልገሎሎምን ዓይነታት ኣቅሑ እንትኾኑ ኣብነታት ክንወስድ ከለና ድማ ሶፋ፣ ትቪ፣ ፍርጅ ኣብነት ናይ ገዛ አቅሑ ኢልና ክንወስዶም ንክእል፡፡

ኣትክልትን ኣሕምልትን- ኣትክልትን ኣሕምልትን ማለት ጉልበትን ሓይልን ወሃብቲ ዝኮኑ ንጥረ ነገራት ወይ ከዓ ምግብታት ኮይኖም ከም ስላጣ ፣ ቆስጣ ፣ሓምሊ ፣ጎመን ፣ ካሮት ዝኣመሰሉ ድማ ኣትክልትን ኣሕምልቲን ተባሂሎም ይፍለጡ ።

እስፖርት፡-እስፖርት ማለት ንኣካላትና ጥንካሬ ንሂወትና ጥዕና ዝህበና ዓይነት ስራሕ እንትከውን እስፖርት ድማ ማዓልታዊ ስራሕ ክንገብሮ ኣለና፡፡ ኣብ ዓለምና ዝተፈላለዩ ዓይነታት ዝስፖርት ኣለዉ፡፡ ካብኣቶም ንምግላፅ ድማ ኩዕሶ ኢድ፣ ኩዕሶ እግሪ ዝኣምሰሉ ድማ ኣብነታት እዮም፡፡

ምግብታት ፦ምግብታት ማለት ደቂ ሰባት ወይ ከዓ እንስሳት ኣብዚ ዓለም ጠጠው ኢሎም ንክነብሩ ካብ ዝገብሩ ነገራት ሓደ እንትኮኑ ምግብታት ድማ ብዝተፈላለየ መልክዕ ክንረክቦም ንክእል፡፡ ኣብነት ከም ኣሕምልትን ኣትክልትን ፍራምረን ስጋን፣ ፀባን ውፅኢት ፀባን።

እፅዋት:‑ እፅዋት ማለት ዓይነታት ተክሊ ኮይኖም ብዘበናዊ ኮነ ብባህላዊ ድማ ንመድሓኒትነት ዝጠቅሙና ዓይነታት ተክሊ ድማ እዮም፡፡

መፋለጢ መፋለጢ ማለት ድርጅታት ወይ ከዓ ፋብሪካታት ኣቅሓኦም ንክፋለጠሎምን ንክምዕብለሎምን ዝገብርዎ ከይዲ ድማ መፋለጢ ተባሂሉ ይፍለጥ ።

ሃይማኖት ሃይማኖት ማለት "ሃይመነ" ካብ ዝብል ናይ ግእዝ ቃል ዝመፀ ኾይኑ ትርጉሙ ድማ እግዚኣብሄር ከምዘሎ ምእማን ማለት እዩ፡፡ ኣብ ዓለምና ዝተፈላለዩ ዓይነታት ሃይማኖት ኣለው፡፡ ካብኣቶም ንምግላፅ ድማ ኦርቶዶክስ ተዋህዶ፣ ካቶሊክ፣ እስልምና።

ሕብረተሰብን ስድራን ሕብረተሰብ ማለት አብ ሓደ ከባቢ ወይ ከዓ አብ ሓደ ቦታ ዝነብሩ ሰባት ማለት እንተኾን፤ አከባቢ ማለት ድማ ነቶም ሕብረተሰብ ከም መንበሪ ኮይኑ ዘገልግል ኢልና ክንወስዶ ንክእል ኢና፡፡

መጋየፂ፦ መጋየፂ ማለት ሰባት ካበ ካልኦት ሰባት በሊፆምን ደሚቆምን ንክረኣዩ ካብ ዝገብርዎ ነገራት ወይክዓ ቁሳቁሳት ሓደ ኮይኑ አብነት መጋየፂ ክንወስድ ከለና ድማ ከም ወርቂ፣ ብሩር፣ ሓደሽቲ ክዳውንቲ ክንወስድ ንክእል፡፡

መሰረታዊ ኣገልግሎት መሰረታዊ ኣገልግሎት ማለት ሓደ ሰብ ንክነብር እንተወሓደ ሰለስተ መሰረታዊ ኣገልግሎት የድልዮ መንበሪ ፣ክዳን ፣ምግቢ እዚኦም ድማ መሰረታዊ ኣገልግሎት እዮም።

መስተታት፦ መስተታት ማለት ክፀመኣና እንተሎ ፅምኢና ዝዕግሱለና እንትኮኑ ሉስሉስ መስተን ኣርኮላዊ መስተን ተባሂሎም ኣብ ክልተ ይምቀሉ ።ልስሉስ መስተ ከም ምርዳ፣ ኮካኮላ ኣርኮላዊ መስተ ድማ ከም ዳሽን ቢራን ካስትልን ።

ምግብታት ፦ምግብታት ማለት እንስሳ ወይ ከዓ ደቂሰባት ብሂወት ንክነብሩ ካብ ዝረድኡና ሓደ ንጥረ ነገር ኮይኑ ብዝተፈላለዩ መልክዕ ድማ ክንረክቦም ንኽእል ኣብነት ከም ኣሕምልትን ፍራምረን ስጋን ፀባን ውፅኢት ፀባን

ማሽናት፦ ማሽናት ማለት ስራሕ መቃላጠፍትን ግዜ ቆጠብትን ዝኮኑ ናይ ፋብሪካ ስራሕቲ እንትኮኑ ኣብነት ማሽናት ድማ ከም ጀነሬተር ፣ ጠሓኒት ፣ መኪናን ዝኣመሰሉ እዮም።

መሰረታዊ ልምዓት መሰረታዊ ልምዓት ማለት ሓንቲ ዓዲ ኣብ ገዛ መረበኣ እትገብሮ ለውጢ እንትኮን ከም ፅርግያ ምዕራይ ፣ሓደሽቲ ፓሎታት ምትካል ድማ ኣብነት መሰረታዊ ልምዓት ኢልና ክንወስዶም ንኽእል።

ሱፐርማርኬት አቁሑ፦ ሱፐርማርኬት ማለት ዝተፈላለዩ ዓይነት አቁሑ ዝሓዘ ኮይኑ ከም ኣብነት ድማ ኒዶ፣ ፃባ ፣ፍረምረታትን ፓስታ ፣ሞኮረኒታትን ዝሓዘ እዩ፡፡ መብዛሕቲ ግዜ ድማ ስባት ብፍሉይ ዓይኒ ዝሪኢዎ ዓይነት ስራሕ እዩ፡፡

ባንዴራ ማለት ናይ ሓንቲ ሃገረ ወይከዓ ክልል መግለፂ መንነታን ሓድነታን ፍቅራን ኩርዓታን ማለት እንትኾን ኣብ ዓለምና ድማ ዝተፈላለዩ ዓይነታት ባንዴራ ኣለዉ። ኣብነት ክንወስድ ከለና ባንዴራ ኢትዮጵያ፣ ባንዴራ ሱዳን ፣ባንዴራ ግብጺን ባንዴራ ትግራይን ክንወስድ ንኽእል።

መዝናነይ ቦታ መዝናነይ ቦታ ማለት ሰባት ንክድሰቱ ወይ ከዓ ካብ ጭንቀቶም ንክናገፉ ዝከድሉ ቦታታትማለት እንትኮኑ ከም ኣብነት፦ ድማ እንስሳ ዘለዎ ቦታ ፣ መርኣይ ክወስድ ድማ ንክእል።

ንግድን ምትዕድዳግን፡-ንግድን ምትዕድዳግን ማለት ሰባት ኣቑሑ ብምሓዝ ወይ ከዓ ብምግዛእን ብምሻጥን ብኣካል ኮነ ኮታስ ብማሕበራዊ ምድያ ብምጥቃም ዝገብርዎ ምትዕድዳግ ማለት እዩ፡፡ ማሕበራዊ ሚድያ ክንወስድ ከለና ከም ዩቲብ ክንወስድ ንኽእል።

ኣትክልትን ኣሕምልት፡ኣትክልትን ኣሕምልት ማለት ጉልበትን ሓይልን ወሃብቲ ዝኮኑ ንጥረ ነገራት ኮይኖም ከም ሰላጣ ፣ቆስጣ፣ ሓምሊ፣ ካሮት ፣ጎሞን ዝኣምሰሉ ድማ ኣትክልትን ኣሕምልትን ኢልና ክንወስዶም ንክእል ኢና፡፡

ሙዚቃ፡- ሙዚቃ ማለት ደቂ ሰባት ዝናነዩሉን ዝድሰትሉን ኮታስ ካብ ጭንቀቶም ዝናገፍሉ ነገር ኮይኑ ብሙዚቃ ድማ ዝተፈላለዩ ነገራት ክንገልፅ ንክእል፡፡ ኣብነት ፍቅሪ ሃገር፣ ሓጎስን ዳስታን ብኣንፃሩ ድማ ሓዘንን ጓሂን ክንገልፅ ንክእል፡፡

ቤት ምግብን መስተን፡- ቤት ምግብን መስተን ማለት ሰባት ካብ ገዝኦም ሪሒቆም ኣብ ዝወፅሉ እዋን ክጠምየሙን ከፀምኦምን ከለዉ ዝግልገልሉ ዓይነት እንትኮን ልሰሉስ መስተ እና ዝተፈላላየ ምግብታት እውን ክረክብሉ ዝክእሉ እዮም፡፡

ሱፐር ማርኬት ኣቑሑ፡- ሱፐር ማርኬት ማለት ዝተፈላለዩ ዓይነታት ኣቑሑ ዝሓዘ ኮይኑ ከም ኣብነት ድማ ፍራምረታት፣ ፓስታ፣ መኩረኒታት፣ ኒዶ ፀባን ኣጠቃሊሉ ዝሓዘ ማለት እዩ። መብዛሕቲኡ ግዜ ድማ ደቂ ሰባት ብፉሉይ ዓይኒ ዝርእዎ ዓይነት ማርኬት እውን እዩ።

ጥበብን ባህልን መጀመርያ ጥበብ ክነልዕል እንከለና እግዚኣብሄር ምፍራሕ የርእየና ጥበብ ማለት ኣእምሮን ተግባርን ኣዋዲድካ ዝስራሕ ስራሕ ማለት እንትኮን ባህሊ ማለት ድማ ካብ ኣቦታት ናበ ኣቦታት እናተወራረሰ ዝመፀ ታሪክ ማለት እዩ፡፡

ተፈለጥቲ ሰባት ተፈለጥቲ ሰባት ማለት ኣብ ሓደ ሃገር ወይከዓ ኣብ ዓለም ብዘበርከትዎ ወይ ከዓ ብዝሰርሕዎ ነገራት ሽሞም እናተወስአ ዝነብሩ ሰባት ማለት እዮም። ኣብነት ተፈለጥቲ ሰባት ክንወስድ ከለና ኒኮላስ፣ ቴሰላ፣ ሮቨርት አንስታይን ዶክተር ቴድሮስ ኣድሓኖምን ክንወስድ ንኽእል።

ጥበብን ባህልን፡- መጀመርያ ጥበብ ክነልዕል ከለና እግዚኣብሄር ምፍራሕ የርእየና፡፡ ጥበብን ማለት ኣእምሮን ተግባርን ኣዋዲድካ ዝስራሕ ስራሕ እንትከውን ባህሊ ማለት ድማ ካብ ኣቦታት ናብ ኣቦታት እንዳተወራረሰ ዝመፀ ታሪክ ማለት እዩ፡፡

ጫማ፡- ጫማ ማለት ዳቂ ሰባት ክጓዓዙ እንተለዉ ኣብ እግሮም ዝኮነ ይኩን ሓደጋ ከይበፅሕ ሽፋን እግሪ ኮይኑ ዘገልግል ወይ ከዓ ዝክላከል ዓይነት ኣቅሓ ማለት እዩ፡፡

ንግድን ምትዕድዳግን ንግዲ ማለት ነጋዶ ሰባት ኣቁሑ ብምሓዝ ወይ ከዓ ብምግዛእን ብምሻጥን ብኣካል ኮነ ኮታስ ብማሕበራዊ ሚድያ ብምጥቃም ዝግበር ምትዕድጋግ ማለት ድማ እዩ።

ዕፅዋት፦ ዕፅዋት ማለት ዓይነታት ተክሊ እንትኮኑ ብዘመናዊ ኮነ ብባህላዊ ድማ ንመዳሓንቲነት ንጥቀመሎም ነውዕሎሎም ማለት እዩም።

ጉዕዞን ቱሪዙምን ስደትን ጉዕዞ ማለት ስባት ካብ ሓደ ቦታ ናብ ሓደ ቦታ ዝገብርዎ ከይዲ እንትኮነ ቱሪዝም ማለት ድማ ምጉብናይ ወይ ምዝንይናይ ማለት እዩ፡፡ ስደት ማለት ድማ ስባት ብኢኮንሚያዊ ኮነ ፖሎቲካዊ ግጭት ካብ ሃገሮም ናብ ካሊእ ሃገር ዝገብርዎ ምፍንቃል ማለት እዩ፡፡

መፋለጢ፡- መፍለጢ ማለት ፋብሪካታት ወይ ከዓ ድርጅታት እቲ ዝስርሕዎ ወይ ዘምርትዎ ምህርቲ ብአብዛሓ ክፋለጦሎምን ክሽየጠሎምን መፋለጢ ይገብሩ፡፡

ሕብረተሰብን ስድራን ፡-ሕብረተሰብ ማለት ኣብ ሓደ ከባቢ ወይ ከዓ ኣብ ሓደ ዓዲ ዝነብሩ ሓደ ዝቋነቆኦም ሓደ ዝቢሄሮም ሰባት ማለት እንትኮኑ ስድራ ማለት ድማ ቤተሰብ ማለት እዩ፡፡ ኣብነት ስድራ ክንወስድ እንከለና ድማ ኣቦ፣ እኖ፣ ሓፍቲ፣ ሓውን ክንወስድ ንክእል፡፡

ሕርሻን ግብርናን :‑ሕርሻ ካብቶም መሰረት ሂወት ዝኮነ ዓይነታት ስራሕ እንትኮን ግብርና ማለት ድማ ንሕርሻ ዝጠናከረሉን ወይ ክዓ ዝምዕብለሉን ሜላ ኣሰራርሓ ማለት እዩ፡፡

ሕጊ ኣክበርቲ:‑ ሕጊ ኣክበርቲ ማለት ሰላምን ሓድነትነ ናይ ሃገር ወይከዓ ናይ ሕብረተሰብ ዘክብሩ እንትኮኑ ከም ፖሊስ ወታደር ድማ ሕጊ ኣክበርቲ ይበሃሉ።

ባንዴራ ባንዴራ ማለት ናይ ሓንቲ ሃገር ወይከዓ ናይ ሓንቲ ዓዲ መግለፂ መንነታ ን ሓድነታን ፍቅራን እንትኮን ኣብ ዓለምና ድማ ዝተፈላለዩ ዓይነታት ባንዴራ ኣለው። ካብኣቶም ንምግላፅ ባንዴራ ኢትዮጵያ፣ ባንዴራ ግብፂ፣ ባንዴራ ኤሜሪካ።

ፋሽን፡- ፋሽን ማለት ዘመን ብዘመን ዝትከአሉ ማለት እንትኾን እቲ ነባር ተሪፉ እቲ ሓዱሽ ዝቕየረሉን ዝስረሐሉን ማለት ድማ እዩ፡፡

ጥበብን ባህልን መጀመሪያ ጥበብ ክነልዕል ከለና እግዚኣብሔር ምፍራሕ ይረእየና፡፡ ጥበብ ማለት አእምሮን ተግባርን አዋዲድካ ዝስራሕ ስራሕ እንትኾን ባህሊ ማለት ድማ ካብ አቦታት ናብ አቦታት እናተዋራረደ ዝመፃ ታሪኽ ማለት እዩ፡፡

ሕርሻን ግብርናን: ሕርሻ ማለት ካብቶም መሰረት ህይወት ዝኾኑ ዓይነታት ስራሕ እንትኾን ግብርና ማለት ድማ ንሕርሻ ዝጠናኸረሉን ዝዛይደሉን ሜላ ኣሰራርሓ ማለት እዩ።

ሕርሻን ግብርናን :-ሕርሻ ካብቶም መሰረት ሂወት ዝኾኑ ዓይነታት ስራሕ እትኾን ፤ ግብርና ድማ ንሕርሻ ዝጠናከረሉ ሜላ ወይ ከኣ ኣሰራርሓ ማለት እዩ።

ሕብረተሰብን ስድራን፡- ሕብረተሰብ ማለት ኣብ ሓደ ኣከባቢ ወይ ከዓ ኣብ ሓደ ቦታ ዝነብሩ ሓደ ዝቋንቆኦም፣ ሓደ ዝቢሄሮም ሰባት ማለት እንትኾኑ ስድራ ማለት ድማንየ ቤተሰብ ማለት እዩ፡፡ ኣብነት ስድራ ክንገልፅ እንከለና ሓው፣ ሓፍቲ፣ እኖ ፣ኣዶ ድማ ኣብነታት እዮም፡፡

ንግድን ምትዕድዳግን ንግዲ ማለት ሰባት ኣቁሑት ብምሓዝ ወይካኣ ብምግዝኣን ብምሻጥን ብኣካል ኮነ ኮታስ ብማሕበራዊ ሚዳ ብምጥቃም ዝግበር ምትዕድዳግ ማለት እዩ።

ጉዕዞን ቱሪዝምን ስደትን:‑ ጉዕዞ ማለት ሰባት ካብ ሓደ ቦታ ናብ ሓደ ቦታ ወይ ክዓ ካብ ሓደ ዓዲ ናብ ሓደ ዓዲዝገብርዎ ከይዲ እንትኮን ቱሪዝም ማለት ድማ ምጉብናይ ወይ ድማ ምዝንይናይ ማለት እዩ ስደት ማለት ድማ ሰባት ብኢኮኖምያዊ ኮነ ብፖሎቶካዊ ግጭት ካበ ሃገሮም እንትፈናቀሉ ማለት እዩ፡፡

ዜና ኣውታር፡- ዜና ማለት መልእክቲ ብማሕበራዊ ሚድያ ወይ ከዓ ብቲቪ ጌሩ ናብ እዝኒ ኣድመፅቲ ዝመሓላለፈሉ ከይዱ እዩ፡፡ ኣብነት ማሕበራዊ ሚድያ ድማ ከም ከም ዩቲቭ፣ ፌስቡክ፣ ቴለግራም ዝኣምሰሉ እዮም፡፡

መሳርሒ፦ መሳርሒ ማለት ዝኮነ ይኩን ስራሕ ንክንሰርሕ ዘድልዩና ነገራት እንትኮኑ ናይ ገዛን ናይ ቢሮን መሳርሒ ኢልና ድማ ክንፈልዮ ንክእል ኢና ፡፡ ናይ ገዛ መሳርሒ እንብሎም ከም ትቪ፣ ፍርጅ ዝኣምሳሰሉ እንትኮኑ ናይ ቢሮ መሳርሒ ኢልና እንወስዶም ንክእል ድማ ከም ኮምፒተር፡፡

አርክቴክቸርን ህንፃ ስራሕን፦ አርክቴክቸር ማለት ፕላን መውፅእን ስእሊ ሳአላይን ስብ እንትኮን፤ ህንፃ ስራሕ ማለት ድማ ህንፃ መሳርሕታት ተጠቂምና ገዛ ምስራሕ ማለት እዩ፡፡ ኣብነት ህንፃ ስራሕ ድማ አፓርታማ፣ ስብዓ ካሬ ክንወስድ ንክእል፡፡

ንግዲን ምትዕድዳን ንግዲ ማለት ነጋዶ ሰባት ኣቅሑት ብምሓዝ ወይ ከዓ ብምግዛእን ብምሻጥን ብአካል ኮነ ኮታስ ብኢ ብማሕበራዊ ሚድያ ብምጥቃም ዝግበር ምትዕድዳግን ማለት እዩ፡፡

ገዛን መንበሪን ገዛ ማለት መንበሪ ደቂ ሰባትን ኮነ እንስሳትን ዘቤት እንትኮን እንተወሓደ ድማ ገዛ ንምስራሕ ሲሚንቶ፣ ቴንዲኖ፣ ሓሸዋ፣ ጃህያ ድማ የድልዩና ።

ቤት ምግብን መስተን፦ ቤት ምግብን መስተን ማለት ሰባት ካብ ገዘኦም ሪሒቆም ኣብ ዝወፅሉ ሰዓት ክጠምዮምን ክፀምኦምን እንከተሎ ዝግልገልሉ ማለት እንትኮን ቤት ምግብን መስተን ድማኒየ ሉስሉስ መስተን ዝተፈላለዩ ዓይነታት ምግቢ ደማ ክርከብ ይክእል።

ትምህርቲ ትምህርቲ ማለት መሰረት ፍልጠት ካብ ድንቁርና መናገፊ ዝኮነ እንትኾን ትምህርቲ ድማ ብዝተፈላለየ መልክዕ ክንረክቦ ንክእል ኢና፡፡ ዓበይቲ ሰባት ብምሕታት፣ መፃሓፍቲ ብምንባብ ፣ ማሕበራዊ ሚድያ ብምክትታልን ብምርአይን ክርከብ ይክእል፡፡

መስረታዊ ግልጋሎት: መስረታዊ ግልጋሎት ማለት ሓደ ሰብ አብዚ ዓለም ንክነብር ናይ ግድን ሰለስተ መስረታዊ ግልጋሎት የድልዮ። ሓደ መንበሪ፣ ካልአይ ክዳን ፣ሳልሳይ ድማ ምግቢ አብዛ ዓለም ንክነብር የድልዮ፡፡

ፓሎቲካ፦ ፖሎቲካ ማለት ናይ ሓንቲ ሃገር መሰረት ሕገ ደንባን ስርዓታን ዝክበረሉ ማለት እንትኮን መሰረቱ ድማ ናይ ሰባት ሰብአዉን ዲሞክራስያውን መሰላት ዝክበረሎም ማለት እዩ።

መጋየፂ፦ መጋየፂ ማለት ስባት ካብ ካልኦት ስባት በሊፆምን ደሚቆምን ንክራአዩ ካብ ዝገብሩ ዓይነታት ቁሳቁስ ሓደ እንትኮኑ ኣብነታት ድማ ከም ወሪቂ፣ ብሩር፣ ነሃስ ክንወስደ ንክእል፡፡

ሱፐርማርኬት ኣቅሑ፦ ሱፐርማርኬት ማለት ዝተፈላለዩ ዓይነታት ኣቅሑ ዝሓዘ ኮይኑ ከም ኣብነት ድማ ፀባ፣ ፍራምረታትን፣ ፓስታ፣ መኮረኒታትን ኣጠቃሊሉ ዝሓዘ እዩ፡፡ መብዛሕትኢ ግዜ ድማ ደቂ ሰባት ብፍሉይ ዓይኒ ዝሪእዎ ዓይነት ማርኬት እውን እዩ፡፡

ዜና አውትር:‑ ዜና ማለት መልእክቲ ብማሕበራዊ ሚድያ ወይ ከዓ ብቲቪ ገይሩ ዝመሓላለፈሉ ወይ ከዓ ናብ እዝናዊ ኣድመፅቲ ዝበፅሐሉ እንትኾን፤ ማሕበራዊ ሚድያ ካብ ንብሎም ድማ ከም ዩቱብ፣ ፌስቡክ ዝአመሰሉ እዮም፡፡

ትምህርቲ:‑ትምህርቲ ማለት መሰረት ፍልጠት ካብ ድንቁርና መናገፊ እንትኾን ብዝተፈላለየ መልክዕ ድማ ክርከብ ይኽእል እዩ። ብጥንክር ዝበለ መፅናዕቲ ዓበይቲ ሰባት ብምሕታት ብማሕበራዊ ሚድያ ብምርኣይን ብምክትታልን ድማ ክርከብ ይኽእል።

መጋየፂ መጋየፂ ማለት ሰባት ካብ ካልኦት ሰባት በሊፆምን ደሚቆምን ንክረአዩ ካብ ዝገብሩ ነገራት ወይ ከዓ ቁሳቁሳት ሓደ እንትኾን ንአብነት፡-መጋየፂ ድማ ከም ወርቂ፣ ብሩር ሓደሽቲ ክዳውንቲ ክንወስድ ንክእል፡፡

መዝናነይ ቦታ መዝናነይ ቦታ: ማለት ሰባት ጭንቀቶምን ውጥረቶምን ንምቅያር ወይ ከዓ ንምርሳዕ ዝከዱሉ ቦታ እንትኮን ከም ምጉብናይ እንስሳ መሐለዊን ሙዚቃ ቤትን ምካድን ድማ ክንገልፅ ንክእል፡፡

ተፈጥሮን ኣከባብን፡- ተፈጥሮ ማለት ብፀጋ እግዚኣብሔር ዝተፈጠሩ ፍጥረታት ወይ ከዓ ፍጡራት ማለት እንትኾን ኣከባቢ ማለት ድማ ነቶም ፍጡራት ወይ ከዓ ፍጥረታት ከም መንበሪ ኾይኑ ዘገልግሎም ማለት ድማ እዩ፡፡

ንግዲ ንግዲ ማለንግዲ:‑ባት አቁሑት ብምሓዝ ወይከዓ ብምግዛእን ብምሻጥን ብኣካል ኮነ ኮታስ ብማሕበራዊ ሚድያ ብምጥቃም ዝገብርዎ ምትዕድዳግ ማለት እዩ። ኣብነት ማሕበራዊ ሚድያ ክንወስድ ከለና ድማ ከም ዩቲብ ፣ፌስቡክ ፣ቴሌግራም ክንወስድ ንክእል።

ስፖርት: ስፖርት ማለት ንኣካላትና ጥንካሬ ንህወትና ጥዕና ዝህበና ዓይነት ስራሕ እንትከውን ኣብነታት ስፖርት ድማ ኩዕሶ እግሪ፣ ኩዕሶ ኢድ ዝተፈላለዩ ዓይነት ስፖርት'ውን ከሙኡ ኣለዉ።

ጫማ፡- ጫማ ማለት ደቂ ሰባት ክጓዓዙ እንከለዉ ኣብ እግሮም ዝኮነ ይኩን ሓደጋ ከይበፅሕ ሽፋን እግሪ ኮይኑ ዘገልግል ዓይነታት ኣቅሓ ማለት ድማ ኢልና ክብወስዶ ንክእል ኢና፡፡

መፋለጢ መፋለጢ ማለት ፋብሪካታት ወይከዓ ድርጅታት እቲ ዝሰርሕዎ ወይ ዘምረትዎ ምህርቲ ብኣብዝሓ ክፋለጠሎምን ክሽየጠሎምን እንትደልዩ መፋለጢ ይገብሩ።

ናይ ገዛን በረካን እንስሳ፦ ናይ ገዛ እንስሳ ማለት እንስሳ ዘቤት እንትበሃሉ ኣብነት ከም ጤል፣ በጊዕ፣ ከፍቲ፣ ናይ በረካ እንስሳ ማለት ድማ እንስሳ ዘገዳም እንትበሃሉ ኣብነት ከም ኣንበሳ፣ ነብሪ፣ ሓርማዝ

ትራንስፖርትን ተሽከርካሪትን ትራንስፖርት ማለት ሓደ ሰብ ወይ ከዓ እኩባት ሰባት ካብ ሓደ ዓዲ ናብ ካሊእ ዓዲ ዝገብርዎ ዓይነት ጉዕዞ እንትኮን ተሽከርከርቲ ማለት ድማ ነቲ ጉዕዞ ዝጠቅሙና ኣቑሑ ማለት እዩ እዮም።

ሃይማኖት፡- ሃይማኖት ማለት "ሃይመነ" ካብ ዝብል ናይ ግእዝ ቋንቋ ዝመፀ ኾይኑ ትርጉሙ ድማ እግዚኣብሔር ከም ዘሎ ምእማን ማለት እዩ፡፡ ኣብ ዓለምና ዝተፈላለዩ ዓይነታት ሃይማኖት ኣለው፡፡ ኣብነት ድማ ከም ኦርቶዶክስ ተዋህዶ፣ ካቶሊክ፣ እስልምና ።

ፋሽን ፋሽን ማለት ዘመን ብዘመን እንትትካእ ወይ ከዓ እንትቕየር ማለት እንትኮን እቲ ነባር ተሪፉ እቲ ሓዱሽ ዝቕየረሉን ዝስረሐሉን ማለት ድማ እዩ።

መጋየፅን መማላክዕን፦ ማጋየፅን መማላክዕን ማለትሓደ ሰብ ካብ ካልኦት በሊፁ ንክረአ ካብ ዝገብሩ ነገራት ወይ ድማ ቁሳቁሳት ከም ሓደ ኮይኖም ወርቂ ፣ቡርር፣ ኣልማዝ ፣ነሃስን ዘኣመሰሉ ድማ ኣብነታት ክንወስድ ንክእል፡፡

ኤሌክትሮኒክስ ኤሌክትሮኒክስ ማለት ኤሌትሪክ ከመሓላልፍሉና ዝክእሉ ነገራት እንትኮኑ ብኦኦም ኣቢልና ድማ ሓይሊ መብራህትን ብርሃንን ሓይሊ ማይን ክንረክብ ንክእል፡፡ ኣብነት ክንወስድ ድማ ጀኔረተር ክንወስድ ንእክል፡፡

ባህላዊ ሕክምና :- ባህላዊ ሕክምና ማለት በኣብዛሓ በዓበይቲ ወይ ክዓ ብሙህራት ሰባት ዝዋሃብ መድሓኒት እንትኾን ፤ባህላዊ ሕክምና ድማ ኣብ ኢትዮጰያ ተመራቂ ወይ ከዓ ብደብተራ ይወሃብ፡ ፡

ሕጊ ኣኸበርቲ ሕጊ ኣኸበርቲ ማለት ሰላምን ሓድነትን ናይ ሃገር ወይ ከዓ ናይ ሕ/ሰብ ዘክብሩ እንትኾኑ ኣብነታት ሕጊ ኣኸበርቲ ድማ ከም ፖሊስ ፣ ወታደር ድማ ሕጊ ኣኸበርቲ ኢልና ክንወስዶም ንክእል ኢና።

እፅዋት እፅዋት ማለት ዓይነታት ተክሊታት ኮይኖም ብዘመናዊ ኮነ ብባህላዊ ድማ ንመድሓኒት እንጥቀመሎምን እነውዕሎሎምን ዓይነታት ተክሊ ድማ እዮም።

ባህላዊ ሕክምና ባህላዊ ሕክምና ማለት ብአብዝሓ ብዓበይቲ ሰባት ወይ ከዓ ሙሁራት ሰባት ዝውሃብ መድሓኒት እንትኾን፤ ባህላዊ መድሓኒት አብ ኢትዮጵያ ብመረጌታ ወይ ከዓ ብደብተራ ይወሃብ፡፡

ገዛን መንበሪን:- ገዛ ማለት መንበሪ ደቂ ሰባት ወይ ከዓ እንስሳ ዘቤት እንትኸውን፤ ገዛ ንምስራሕ ድማ እንተወሓደ ስሚንቶ፣ ተንዲኖ፣ ሓሸዋን ጃህያን ድማ የድልዩና፡፡

ትራንስፖርትን ተሽከርከርትን ትራንስፖርት ማለት ደቂ ሰባት ካብ ሓደ ቦታ ናብ ካሊእ ቦታ እንትጉዓዙ ማለት እንትኮን ተሽከርከርቲ ማለት ድማ ነቲ ትራንስፖርት ንክንከይድ ዝጠቅሙና መጓዓዝያ ማለት እዩ ። ኣብነታት ተሽከርከርቲ ድማ ከም መኪና፣ ጋሪ ዝኣመሰሉ እዮም፡፡

መሳርሒ መሳርሒ ማለት ዝኾነ ይኹን ስራሕ ብቐሊሉ ንኽንፍፀሞን ንኽንትግብሮን ዝጠቑሙና ዓይነታት እንትኾኑ ኣብነት መሳርሕታት ድማ ናይ ገዛን ናይ ቢሮን ኢልና ክንኸፍሎም ንኽእል፡፡ ናይ ገዛ መሳርሕታት ካብ ንብሎም ከም ቲቪ፣ ፍሪጅ ዝኣመሰሉ እንትኾኑ ናይ ቢሮ መሳርሕታት ድማ ከም ኮምፒዩተርን ፣ቢሮን ወረቐትን፣ ደብተርን ኢልና ክንወስዶም ንኽእል፡፡

ናይ ገዛን ቢሮን ኣቁሑት፦ ናይ ገዛ ኣቁሑት ማለት ኣብ ውሽጢ ገዛ ክንጥቀመሎምን ክንግልገሎምን እንክእል ዓይነት ኣቁሑት እንትኮኑ ኣብነት ድማ ከም ሶፋ፣ ቲቨ፣ ፍርጅ ክንወስድ እንከለና። ናይ ቢሮ ኣቁሑት ድማ ኣብ ውሽጢ ቢሮ እንጥቀመሎም ክንግልገሎሎም ንክእል ዓይነት ኣቁሑት እዮም።

ንግድን ምትዕድጋግን ንግድን ማለት ሰባት ኣቁሑት ብምሓዝ ወይከዓ ብምግዛእን ብምሻጥን ብኣካል ኮነ ኮታስ ብማሕበራዊ ሚድያ ብምጥቃም ዝግበር ምትዕድዳግ ማለት እዩ:: ንኣብነት ብማሕበራዊ ሚድያ ዩቲብ ፌስቡክ ክንወስደ ንክእል።

መጋየፅን መመላኽዕን፡- መጋየፅን መመላኽዕን ማለት ሰባት ካብ ካልኦት ሰባት በሊፆምን ደሚቖምን ንኽራኣዩ ካብ ዝገብሩ ነገራት ሓደ ኾይኑ ኣብነት ድማ ከም ወርቂ፣ ብሩር፣ ሓደሽቲ ክዳውንቲ፣ ናሃስን ኣልማዝን ክንወስድ ንኽእል፡፡

ሕጊ ኣኽበርቲ ሕጊ ኣኽበርቲ ማለት ሰላምን ሓድነትን ናይ ሃገር ወይ ከዓ ሕብረተሰብ ዘኽብሩ እንትኾኑ ከም ፖሊስ፣ ወታደር ድማ ሕጊ ኣኽበርቲ ናይታ ሓንቲ ሃገር ኢልና ክንወስዶም ንኽእል፡፡

ተፈለጥቲ ሰባት:‑ተፈለጥቲ ሰባት ማለት ኣብ ሓደ ሃገር ወይ ኣብ ዓለም ብዘበርከትዎ ወይ ብዝሰርሕዎ ነገራት ሽሞም እናተወስእ ዝነብሩ ሰባት ማለት እዮም፡፡ ኣብነት ተፈለጥቲ ሰባት ድማ ኒኮላስ ቴስላ፣ ሮበርት ኣንስታይን ዘኣመሰሉ እዮም።

ፋሽን ፋሸን ማለት ዘመን ብዘመን እንትትካእ ወይ ካዓ እትትቕየር ማለት እንትኾን እቲ ነባር ተሪፉ እቲ ሓዱሽ ዝቕየረሉን ዝስረሐሉን ማለት ድማ እዩ ።

መጋየፂ :-መጋየፂ ማለት ሰባት ካብ ካልኦት ሰባት በሊፆምን ደሚቆምን ንኽረኣዩ ካብ ዝገብሩ ነገራት ሓደ እንትኾን ኣብነት መጋየፂ ክንወስድ እንከለና ድማ ከም ወርቂ፣ ብሩር ሓደሽቲ ኽዳውንትን ክንወስድ ድማ ንኽእል።

ተፈጥሮን ኣከባብን ተፈጥሮ ማለት ብናይ እግዚኣቢሄር ሓይሊ ዝተፈጠሩ ፍጡራት ወይ ከኣ ፍጥረታት ማለት እንትኮኑ ኣከባቢ ማለት ነቶም ፉጡራት መንበሪ ኮይኑ ዘገልግል ማለት እዩ።

መሰረታዊ ልማዓት :-መሰረታዊ ልምዓት ማለት ሓንቲ ሃገር ኣብ ገዛእ መረበኣ ትገብሮ ለውጥ እንትኾን ከም ፅርግያ ምዕራይ ፣ሓድሽቲ ፓሎታት ምትካል ድማ ኣብነት መሰረታዊ ልማዓት ኢልና ክንወስድ ንኽእል።

ሃይማኖት፡- ሃይማኖት ማለት "ሃይመነ" ካብ ዝብል ናይ ግእዝ ቋንቋ ዝመፀ ኾይኑ ትርጉሙ ድማ እግዚኣብሔር ከምዘሎ ምእማን ማለት እዩ፡፡ ኣብ ዓለምና ዝተፈላለዩ ዓይነታት ሃይማኖት እውን ኣለው፡፡ ከም ኦርቶዶክስ ተዋህዶ ፣ካቶሊክ፣ እስልምና

ዜና ኣውተር፦ ዜና ማለት መልእክቲ ብማሕበራዊ ሚድያ ወይ ካዓ ብቲቪ ኣብሉ ናብ እዝኒ ኣድመፅቲ ዝመሓላለፈሉ ከይዲ ማለት ፤እንትኮን ኣብነት ማሕበራዊ ሚድያ ክንወስድ ከለና ካዓ ዩቱፕ፣ ፌስቡክ፣ ቴሌግራም ክንወስድ ንክእል።

ኣርማ፡- ኣርማ ማለት ናይ ሓንቲ ዓዲ ወይ ከዓ ሃገር ወይ ክልል ፍሉይ ምልክታ መግለፂ ሓድነታን ባህላን ዝኾነ መግለፂ እንትኾን ኣብነት ድማ ናይታ ሃገር ወይ ከዓ ክልል ባንዴራ ኽንወስድ ንኽእል፡፡

መፃሕፍትን ጋዜጣን እቶም መሰረት መፅናዕቲ ወይ ክዓ ፍልፍል መረዳእታ ዝኾኑ ዓይነት ፍልፍል ፍልጠት እንትኾኑ ካብኣቶም ድማ ዕሙቕ ዝበለ ፍልጠት ወይ ክዓ ግንዛበ ክንረኽበሎም ንኽእል መሳርሕታት እዮም፡፡

ገዛን መንበሪን ገዛ ማለት መንበሪ ደቂ ሰባት ወይ ከዓ እንስሳ ዘቤት ዝኮነ እንትኸውን፤ ገዛ ንምስራሕ ድማ እንተወሓደ ስሚንቶ ፣ ቴንዲኖ፣ ሓሸዋን ጃህያን የድልዩና፡፡

ሱፐር ማርኬት ኣቅሑ ሱፐርማርኬት ማለት ዝተፈላለዩ ዓይነታት አቅሑ ዝሓዘ ኮይኑ፣ ከም ኣብነት ድማ ከም ፀባ፣ ፍረምረታትን መኮረንታትን መብዛሕትኡ ግዜ ድማ ሰባት ብኣብዝሓ ዘድልዮ ኣጠቃሊሉ ዝሓዘ እዩ፡፡

ኣርማ ኣርማ ማለት ናይ ሓንቲ ሃገር መግለፂ ፍቅራን ሓድነታን ኩርዓታን ማለት እንትኮን ከም ኣብነት ኢልና ክንወስዶ እንክእል ናይ ዓይነት ኣርማ ድማ ባንዴራ እዩ። ባንዴራ መግለፂ ሓድነት ባህሊን ኮይኑ ከገልግል ይክእል እዩ።

ማሽናት፦ ማሽናት ማለት ስራሕ መቀላጠፍትን ግዜ ቁጠብትን ዝኮኑ ናይ ፋብሪካ ስራሕቲ እንትኮኑ አብነት ድማ ከም ጀኔረተር ፣ጠሓኒት መኪና ዝአመስሉ ድማ አብነት ማሽናት እዩም፡፡